ማሽናት፥- ማሽናት ኽንብል ከለና ብዘመናዊ መልክዕ ተሰሪሖም ናብ ሕብረተሰብ ዝውዕሉ ነገራት እዪም። እዚኦም ድማ ብቀሊሉን ኣብ ሓፂር ግዜን ንምውዳእ ይጠቁሙና።

ትምህርቲ ማለት ንወድሰብ ዝወሃብ ናይ ካፍቲ ሒዝዎ ዘሎ ርእሲ ብጣዕሚ ዝበለፀ ብጣዕሚ ንኽመሃረሉ ናይ ኣተሓሳስባ ለውጢ ንኽገብረሉ ዝጠቅመና ማለት እዩ።

መሳርሒ ማለት ካብ ሓደ ቦታ ናብ ሓደ ቦታ ሒዝናዮ እንቃሳቀስ እንክእል ወይም ደሞ ኣብ ሓደ ቦታ ኣብ ገዛ ክከውን ይክእል እዩ እንጥቀመሎም ማለት እዩ፡፡ ዋላ ናይ እቲ ሕርሻ ድዩ ምስ ዝተፈላለዩ ነገራት እንጥቀመሎም ማለት እዩ፡፡ እዚ ክንብል ከለና ንናይ ደቂሰባት ኣዝዮም ወሰንቲ ንዕለታዊ መነባብሮ መስርሒ እውን እዮም፡፡

ጉዐዞ፣ ቱሪዝምን ኣብ ስደትን ማለት ካብ ኩሎም ካብ ሓደ ቦታ ናብ ሓደ ቦታ እትንቀሳቀሰሎም ማለት እዩ፡፡ ንዝኮኑ ነገር ንክትርኢ ክከውን ይክእል እዩ ወይ ደሞ ካብ ዶብ ዶብ ናብ ሰጊርካ ክትዓርፈሉ እውን ክከውን ይክእል እዩ፡፡